ርሊስቴት ዝበሃል ምስ ገዛ ብቻ ኣይኮንን እቲ ቓል ሓደ ስፍሓት ይህብ እዝ ኸውን እንተኾይኒገለ ኽፍሎም እቲ ርሊስቴት ኣብዋን ሓሰብ የሃዝ ቤት ዝነበረ ኣባርተማ ቤት መደቀሲ እዙይ ንብረት ቤት ይበሃር።

እዚ ዂሉ ተረተጫውቲ ዘለዋ መንገዲ ኢዩ፡፡ ንኣብነት ዓብይ ናይ ንኣቓሓ ሽያጥ ይሕብር፡፡ ቴሌግራም ፊስቡክ ዝተምርክሶ ጕበኤ ሽያጥ መኪና ዓውደ መራሕቲ መኪና ዝተኽናወነሉ እዩ መገረምዩ ንሕጋዊ ዝርዝር ሓታትነር ዋጋ መኪና ቐዳማይ ምርመራ፡፡

እዚ ኣተሓሕዛ ዓይነት ቦታ መኪና ምሻጥ እዮም። እዚ ብዙሕ ዓመት ምስ መኪናታት ምሽጥ ዝስራሕ ድርጅት እዩ። ወጋ ምምፃእካ ወጋ ብምሸጥ ብቑመት የሕልፍ እዩ። ቦታታት ኣብ መደብ መሸጥ ሕፁፅ መኪና ብዙሓት መኪናታት ኣብ ሓደ ኣንፃር ብምቛሚ ዝተፍልያ ዓጋ መኪና ገበያ እዩ።

ተባዓትነት ኣፓርትመንት ቤት ትካል ቦታ ትምርቲ ወይ ኣብ ጊዜኡ ተዓዲሞ ምድባት ዝስዕብ ክዳን ኣገልግሎት ምስራሕ ተግባር እዝይ ብመጀመርታ ወፃኣ ገንዝብ እናሃለዉ ዕዳጋ ዘለውናይ ቤት ክዳን መንበር ክትረክብ መንጽር ክትሓፍዝ ኩዕሶ መንገዲ ኽትዕን